እዝ ኻብ ኣቕሑታት ደኳን ሓደ ኾይኑ ዕሽኽ ምግቢ እዩ ሽሙ ድማ ኒድዩ ይበሃል ኒድዩ ካብ ዓይነታት ፀባ ሓደ ኾይኑ መብዙሕቲኡ ጊዜ ንሕፃውንቲ ይጠቕመና።

ስተፈላለዩ ኣትክልቲ ንርኢ ኣለና እዘም ኣትክልቲ ሹሞም ንምግላእ ዝኣክል በነና ባባዮ ማንጎ ኣራንሽ ኣበካዶ ሎሚን ወዘተ ይርከብዎ።

እዙ ንመዓልቲ ድደት ሓደ ሕፃን ንምኽባር እንገብሮ ኣይነት መጋያፂ እዩ እዝ መጋያፂ ኻብ ዘተፈላለይ ነፋሒታታትን ብሬር ዕዘብሉ ነገራትን ሽምዓን ዘዳለወ እዩ::

ጠቕላይ ምንስተር ኣብዪ ኣሕመድ ዓብ ሕሉ ኲነታት ኣመልኪቶም ዝሃውዎ ጋዜጣዊ መብሪህ ዘርኢ እዩ።

እዝ ዓዊዪ ግዙፍ ዱኳን ዘተፈላለዩ ዘይትታት ዝሽየጠሉ እዩ እዞም ዘይትታት ብዝተፈላለየ መልቃዕ ዘተዓሸጉ ኾይኖም ናበነት ኣይነት ንእልእሽቦም ድማ ሓሽተሌሮ ዕልተሌሮ ወዘተ ይረአዩናለው።

ካብቶም ሕንፃታት ሓደ ኾይኑ ጥበብ ዝተመልኦ ስልጣነ ኣኽሱም ዘመላኽት ሓደ እዩ ሽሙ ድማ ሓወልቲ ኣኽሱም እንዳተበሃለ ይጽዋዕ ካብ ዓብዪ ከውሒ ተፈልፊሉ ዝተሰርሐ እዩ።

እዛ ጥቡኦቲ ገዛ ካብ ሻንበቆን ሠዓርም እንተሠርሐት እያ ሠዕሩ ቤት ወይ ከዓ ጐጀ እንዳተ ብሃለት ድማ ትጽዋዕ።

ኣብ ሓደ ዓብዪ ድኳን ዘተሠራዑ ብዙኅ ዝበሉ ዒነታት ኣሕምልትን ፍራፍረን ንርኢ ኣለና ሽብ ናይዘመሕምልትን መጥቃስ ዝኣክል ጳጳዮ ማንጎ ኣራንሽ ወዘተ።

ዝተፈላለዩ መሥርታው ልምዓታት ንርኢ ኣለና ካብቶም መሠርታዊ ልምዓታት ንነጥቃስ ዘኣክል እትፈላለየ ክሊስትን እስጳልትታትፓ ካልእታትን ነረኢ ኣለና።

እዝ ተለጢፉ ዘሎ ካብ ዓይነታት መጽሕፍትን ጋዜጣትን ሓደ ኾይኑ ፍሉይሹሙ ጋዜጣ ይበሃል ኣርስቲ ናይዝ ጋዜጣ ድማ ኣድስ ዘምን ይበሃል።

ብጥዕሚ ደሥ በሃልትን ሠሓብትን ማኅበረ ሰብ ዓላት ሥድራ ንርኢ ኣለና እዝም አባላት ሥድራ ብበህላዊ ኣከዳድና ዘማዕረጉ እዮም::

በሎቲካዊ መራሕ ኮይኑ ሽሙ ድማ መዂትል ጠቅላይ ምንስተር ደመቀ መኮንን ይበሃል ናይ ኢቲዬጵያ ምዂትል ጠቕላይ ምንስተር እዩ።

ካብ ክፍልታት ማሓበረ ዠሰብ ራያ ዝኾኑ ሕብረተሰብ ንርኢ ኣለና እዞም ማሓበረተሰብ ተኸዲኖሞ ዘለዉ ብህላዊ ኣካዳድና ቦፌ ወይከዓ ዕጣቕ ራያ እንዳተብሃለ ይፅዋዕ።

እእዛ ጽቡቕቲ መንበሪት ገዛ በዓል ሠለስተ ጀብሪ ገዛ እያ እዛ መልካዐኛ ገዛ ዘበናዊት እያ።

እዝ ዓይነት ሥራሕ ሸቐጣ ሰቕት ኣብ ዕዳጋ ዘርጊሕኻ ዘሥራሕ ሥራሕ እዩ ኣፍቲ ሥራሕ ዝሽየጡ ዘለዉ ሸቐጣ ሸቐቕ ድማ ቀመማት እዮም።

እዝ መለጠፊ ዘኅብረና ምፍላጥ እዩ ብርሃን ባንክ ፍልዝ ኾነ ውርድር ኣዘጋዙ ከም ዘርከብ ይነግረና ኣሎ።

እዛ መልካዕኛ ኣታህናንጻ ዘለዋ ሕንፃ ናይ ደቂ ሰባት መንበሪ ጌዛ እያ ብጥዓም ስሓቢት እያ::

ብዝተፈላለየ ቊርስ ቡን ዘተዓጅበ ቡና ተቐዲሑ ንርኢ ኣለና ሃብቶም ቊርሲ ቡናታት ሹሞም ንምጥቃ ሰኣክል ሕምባሻ ቆሎ ዳቦ ወዘተ ይርከቡ::

ሓንቲ እርግ ዘበለት መንበሪ ገዛ ንርኢ ኣለና ሃብቲ መንበሪ ገዛ ሓንቲ ቖልዓ ኣብ በሪ ጠጠው ኢላ ኣላ እቶም ክልተ ቖልዑ ድማ ኣብቲ መንደቕ ተጐዝግዞም ደው ኢሎም ኣለዉ።

እዙ ጫማ ብወገነይ ንዓይኒ ሰሓቢ ኣይኮነ ዘበናዊ እኳ እንተኾነ ዲዛይኖ ግን ብዙኅ ጽቡቕ ኣይኮነን።

እዛ ጽቡቕቲ ሕንፃ መንበሪ ገዛ እያ። ሠርሒታ ድማ ቢላ ገዛ እንዳተብሃለት ትጽዋዐ። ንደቕ ሰባት መንበሪ ድማ ትጠቅም።

እዝ ኻብ ዓይነታት ልብወለድ ሓደ ኾይኑ ሹም እዙይ መጽሓፍ ድማ ፍቕሪ ክሳብ መቓብር ይብል ብሓድስ ኣለማዮ ድማ ተደሪሱ።

እዝ ክፍጥራዉን ታሪካዉን ቦታ ብስተፈል ለዩ ቕርፃቕርፂ ዘተመል ጐዎ ገደልን ዘሓዘ እዩ በጥዓሚ ድማ ሰሓበይ እዩ።

ካብ ኢለክትሮኒክስ ሓንቲ ኾይና መጸውዐ ሹማ ድማ ሄድፎን ትበሃል። ሄድፎን ድምፂ ካብ ሞባይልን ዝተፈላለይ ኤለክትሮኒክስን ንምስማዕ ተጠቕመና።

እዝ ጥበብን ባህልን ዝተመልኦ ኃይማነታዊ ትሒተ ዘለዎ ስነ ሥርዓት ቤተ ክርስቲያን ኣርተርክሳዊት ኃይማነት ክርስትና እዩ በገና ኂዞም መዝሙር እንቲ ዝሞሩ ንርኢ ኣለና።

እዝ በህላዊ ኣሠራራኃ ጨጕሪ ደቂ አንስቲዮ ትግራይ ኮይኑ ዓይነት ሥራሐቱ ድማ ጋብ መዓረብ ተብሂሉ ይጽዋዕ ዘይተመርዐወት ጓል ተቖነኖ ዓይነት እስታይል እዩ ::

ካብ ዓይነታት ተሽከርክርቲ ሓንቲ ኾይና ሽማ ኦራል ተብሂላ ተጽዋዕ እዛ ኦራል ዝተፈላለየ መሣርኂ ውግእ ዝኾነ መሣርሕ ሕእዛ ኣላ እዝ መሣርኂ ሮክየት እና ተብሃለ ይጽዋዕ፡፡

ኣብዚ እንርኦም ዘለና ማሕበረሰብ ብታሓጓስ እንዳሳዕስዑ እዮም ዘለው። ሳዕሲዒት መግለሊፂ ሓጎስ ደቂ ሰባት ሓደ ካብዝኾነ ሓደ ስሚዒት እዩ።

እዛ መኪና ዝተፈላለዩ ማሕበረ ሰብ ብሕብረት ፅዒና ኣብ ምጐዓዝ ትረከብ እዝ መለጠፍ ዘሕብረና ድማ ብሕብረት ንቕድሚት ዝብል ጭርሖ ሕዛ ትጓዓስ ከም ዘላ እዩ።

እዙ ጋብ ዓነታት መጋያፅታት ሓደ ኾይኑ ጸሊም ስለ ዝኾነ ሕብሩ ብጥዓሚ ሰሓቢ ኣይኮነን።

ብርክት ዝበሉ ዓይነታት መጋያታት ይርአዩ ኣለዉ እቶም መጋያታት ኣብ ኢድ ኣብ እዝንን በዝኂ እንጥቀመሎም እየም ካብቲፈላለየ ነገራህ ድማ ተሠሪሑ።

ዞም ርዮም ዘለና ኽልተ ሰባት ሙስልም ኅብረ ተ ሰብ እዮም ሃብ ሙስሊም ኅብረ ተሰብ ስነሠርዓት መርዓት ዘሪም እዩ።

እዚይ መመላክዒ ደቂ ኣንስትዮ ብበዝሒ ዝጥቀማሉ እንካ እንተኾነ ግን ድማ ምስ ባህልን ሃይማኖትን ክትሓሓዝ ከሎ ብጣዕሚ ኣነዋሪ ዓይነት ኣሰቆቁራ ንሪኢ ኣለና።

እዝ ኣርማ ናይ ዳሽን ባንክ ኣርማ እዩ ናይዙ ኣርማ ኅብሪ ድማ ፃዕዳ ሰማያዊይ እዮ ዝኾነ ቕርፂ ድማ ኣብ ላዕሊ ኣሎ።

እዛ ንርኣ ዘለና ማሽን ካብ ዓይነታ ተሽከርከርቲ ሓንቲ ኾይና ሽማ መኪና ትበሃል መኪና ድማ ንመጐዓዓዚ ትተቕመና።

እዊ ኣ ንደይ ጽብኦ ኣሠራ ራዓኦምን መልከ ዖምን ደስ ግብል ዘተፈላለይ ዓይነታ ኣኅምልትን ኣትክልትን ኣብ ዕዳጋ ተዘርጊሖም ንርኢ ኣለና ሽማቶም ንመጥቃስ ጳዮ ኣራንሲ ማንጎባ ብርቲእኳን ኣሎ።

እዛ መልካአኛ ጓልንስቲ ምስ ነዊሕ ጨጕራ እተርእዮ ዘላ ዓይነት ቅዲፋሽን ባህላዊ ዝተመልኦ ኮይኑ ምስ መቐነቱ ዙርያት ኸዲና ኣለ።

ካብ ዘመናዊ ዓይነታት መስተ ሓደ ኾይኑ ሽሙ ኣዋሽ ጉደር እንዳ ተብሃለ ይጽዋዕ ኣብ ዝተፈላለየ ኽብረ ባዓላት ወይ ከዓ ናብ ቤት ሰብ ንመጥያቕ ድማ ኂዝናየ ንከድ፡፡

እዚ ንግዲ ምትዕድዳግን ኣብ ዳስ ዝግበር ንግዲ እንትኾን እቲ በዓል ዋና ፀገም ገዛ ስለ ዘለዎ አብ ፅርግያ ኬንዳ ገይሩ ክዳዉንቲ ኣብ ምስፋይን ምልጋብን ይርከብ።

እዞም ተምሃሮ ሰንበት ቤተ ክርስቲያን ኣትረክሳዊት ተውሁዶ ኢቴጵያ ኾይኖም ዝኾነ ኃይማነታዊ ምርኢት ንኸርእዩ ተዳልየም ኣለዉ።

እዛ መልጠፊት እዚኣት ኣኅብረል ናብ ፍያሳ ቤተ መንግሥት ተኽላዕማነት ኣዳበባይ ኣው ዝቦታ እዙ ምዃኑ እዩ ብጣዕሚ መልከ ዕኛን ዘተጸዋብቐትን እያ።

ካብተን ዓይነታት መጕዐ እዝያ ሓንቲ ኾይና መጕዓእዚያ ሰማይ እያ ሽማ ድማ ኣይር ትበሃል እዚኣ ንርእያዘለና ኣይር ናይ ኢቲጴያ ኣይር እያ።

እዝ መለጠፊ ወይ ከዓ መፋለጢ ዝኅብረልና እምነት ረዲግ ዝበሃል ዓው ዝቦታ እዙይ ዝርከብ ከም ዝኾነ እዩ መለጠፊ ነገራት ወይ ከዓ ቦታታት በቕልኢሉን ምርካብ ይጠቕመና።

ካብ ዚና ዝተወሰደ እዩ ፕርመሊግ ኢንግልዝ ማችስተር ስቲ ምስ ጨልሲ ኣብ ትገብሮ ችወታ ብጥዓሚ ልዑል ተዂረት ሂቡ ትጽቢት ዝግበረሉ ከም ዝኾነ ይህብር፡፡

እዝ ተፈጥራዊ መስሕብ ቱሪዘም ብጥዓሚ መፍርሕን መስግእን እዩ ብጐወታትን ዘተኸበ ብጥዓሚ መፍርሒ ቦታ እዩ።

ኣብዛ እንጀራ ብዙኃት ዓይነታት ጸብሒ ይረዩ ኣለዉ እዞም ዓይነታት ጸብሒ ሽሞም ንምግላጥ ድማ ዘይተጠብሰ ሥጋ ሥላጣ ቆስጣን ካልኦቱን ይርከብዎ።

ሥራሕቲ እንጨትን ጣውላን ንምጽባቕ እትጥቕመና ዓይነት መሽን እያ እዚኣ ጸርበትን ካልኦት ነገራትን ንምስራሕ ተገልግለና::

እዝ መለጠፊ ዝሕብሮ ናይ ኢትጴያ ጶስታ ኣገልግሎት ከም ዝኾነ እዩ ናይ ኢትጵያ ፖስተ ኣገልግሎት ብፈጣንን ጥልቀት ዘለዎመልእኽትን ዝኃዘሕ ከም ዝኾነ ይኅብርልና ኣሎ።

ብዝተፈለለየ መልካዕ ተሠሪዐ ኣብ ጽቡቕ ቦታ ተቐሚጦም ንኸሽየጡ ዘተዳለዉ ትፈለለየ ኣኅምልትን ኣትክልትን ንርኢ ኣለና እዙ ማትክልቲ ሓደሽቲ ይሞስሉ።

እዝ ተቐሪቡ ዘለዉ ምግቢ ዓይነቱ እንጀራ ይበሃል ዘተፋላለየ ዓይነታት ጸርሕ ድማት ኂዙ ኣሎ እዞም ፀውሒታት ብጥዓሚጥ ዑማትን ጥቡቓትን ካብ ኲሉ ዓይነት ኃመልቲ ዘተዳለዉን እዮ።

ጋብ ዓይነታት ተሽከርከርቲ ሓንቲ ኾይና ሽማ ድማ መሃንድራ እንዳተብሃለት ትጽዋዕ መሃንድራ ሠለስተ እግሪ ዘለዋ እንተኾን ዝተፈላለየ ኣቕሑታት ንመንቅ ስቓስ ትጠቕመና::

ካብ ጣውላ ተፈልፊሎም ዝተሠርሑ ዝተፈላለዩ ኣርመዲታ መቐመጢ ኣቕሑ እዮም ኣገልግሎቶም ድማ ኣቕሑ ከይሮስሕን ከይበላሾዉን መቐመጢ ይጠቕሙ።

ናይ ኢቴጴያ ኣምባሲ ናብ ጳሪስ ዝተለኣኹ ናይ ኦሎምጵክ ወሳተፍቲ ልኡዃን ጕጅለ ኣቀባበል እንትገብሩሎን ዘርኢ እዩ።

እዝ ጋዜጣ ወቕታዊ ህሉ ጕነታት ኢቲጴያ መሠረት ገይሩ ዘተጽሓፈ ጋዜጣ እዩ እዝ ጋዜጣ ዝፍብሮ ድርድር ወሳኒ ከም ዝኾነ እዩ ብዙኅ ጊዜ ኲናት ጠቓምነት የብሉን።

ኣብ ጐድና ኮፍ ኢለን ውፂኢት ሕምባሻን ድንሽን ዝኾነ ችብስን ሳንድችን ዝሸጣ ደቂ ኣንስቲዮ እየን።

እዞም በሃላዊ መጐዓ እዚያ ምድሪ ኮይኖም ሽሙም ድማ ኣግማል ይበሃል ኣብ ቅድሚኡም ድማ ሓደ ሕጋ ኸባሪ ኣሎ።

ዘመናዊ ጫማ ደቂ ተባዕቲ የኾይኑ ሽሙ ድማ ኣደድያስ ይበሃል ካብ ዝተፈላለየ ውፂት ቖረት ተሠርሐ እየ።

ካብ ዓይነታት እሽብ ኣቕሑት ድኳን ሓደ ኾይኑ ሽሙ ድማ ዋይፍስ ይበሃል ዋይፍስ ሕፃውንቲ መወልወልን መጽረግም ይጠቕመና።

እዙ መንበሪ ገዛ ባህላዊ መንበሪ ገዛ እዩ ካብ ዕንጨይቲ ፣ጭቃ ወዘተ ዝተሠርሐ እዩ።

እዛ ተሽከርካሪት ጽዒናቶ ዘላ መሳርሒ ኩናት ዙ እንዳተብሃለ ይፅዋዕ እዛ ተሽከርካሪት ሽማ ድማ ኦራል ትበሃለ።

እዝኡም ዓይነታት ኢለክትሮኒክስ ኮይኖም ናይ ተለበጅን ኣቝሑት እዮም ሽሞም ዶማ ረሲበር ርሞት ካስት ወዘተይበሃሎ::

እዞም ንርእዮም ዘለና ኽፍልታት ማሕበረሰብ ካብ ተኸትልቲ እምነት ክርስትና ኮይኖም ብጣዕሚ ሕጕስ ብዝኾነ መንፈስ ብዓሎም እንተኽብሩ እዩ ዘርእየና።

እዘን ንርየን ዝለና ማሽናት መምልኢ ነዳዲ እየን መካይን ነዳዲ ኽምለአለን ተርታ ሕይዘን ይረከባ።

ዝተፈላለዩ ዓይነታት ደርሆ ተሸኪሙ ናብዕደጋ እንቲኽድ ዘርኢ እዩ እዙ ባህላዊ መጐዓዝያ ኮይኑ እቲ ሰብ በዕሉ ብእግሩ የጐዓዝ ኣሎ።

እዝ መፋለጢ ዘኅብረና ዮሓንስ ደስታ እንዳተ ብሃለ ዝጽዋዕ ናይ መኪና መላዋወጥ ኣቝሕታት ትሽዮጠሉ ቦታ እዩ መለጠፊ ንስትፈላለየ ቦታታት ብቖልሉ ንመርካብ ይጠቅመና ::

ካብ ዘበናዊ ኤሌክትሮኒክስ ኣቕሖ ሓንቲ ኾይና ሽማ ድማ ላጵቶብ ትበሃል ላጵቶብ ነገራት ብቕሊሉ ንምሥራሕ እንጥቀመላ ዘበናዊ ኣቕሓ እያ፡፡

ንቲ ፈላለየ ኅብሪ ዘለዎን ደሩሁ ንርኢ ኣለና እቲን ደቃንስቲ ዶሩሁ ቀይሕ ኅብሪ እንትህልወን እቲ ኽክናይ ድማ ጻዕዳ እዩ ኣብ ጽቡቕ ዙኾነ ሰቲ ድማ ኣቴም ኣለዋ።

ብጥበብ ሓበሻ ዘተሠርሐ ኣይነት ዙርያ ተኸዲኖም ዘርአዩ ክልተ መርዑ ኣቅድሚት ኣለዉ ብዞም ክልተ መርዑ ተኸዲኖም ሞ ዘለዉ ዙርያ ይበሃል።

መንፈስካ ዘሕድስ ዘበናዊ ዝኾነ መዘናግዒ መናእሰይ እዩ፡፡ እዚ ዘመናዊ ዝኾነ መዘናግዒ መናእሰይ ብዝተፈላለየ ቅርፃቅርፂ ዝፀበቐ እዩ፡፡

ካብ ሕርሻ ለመዓት ግብርናን ኢቴጵያ ኾይኑ ኣፍቲ ሕርሻ ዘሎ ዓይነት ዘሪ ስንዳይ ይበሃል።

እዙ ካብ ዝተፋላለየ ንጥረ ነገራት እተሠርሐ ናይ ደቃ ንስትዮ መጋየጺ እዩ መውዙሕት ጊዜ ኣብ እዝኒ ደቃንስትዮ ንጥቆምሎ ዓይነት መጋየጺ እዩ።

ዘተፈላለይ ምህርቲ ሕርሻ ዝመልኡ ዓበይቲ መዳባርያታት ነርአ ኣለና እዞም ዓበይቲ መዳባርያታት ድማ በዘንደቃ ንስትዮ የሕለ ኣሎ።

በዙይ መለጠፊ መሠረት እተፈላለዩ ሠራሕ ዝተዋፈሩ ሕንፃታት ምርካብ ነኽእል ናኣብነት ዶክተር ዘምዘም ዝተብሃለ ስፔስያልስት ናይ ስኒ ሕክምና ኣዋሽ ባንክ ወዘተ የረከብዎ።

እዝ ብድኅር መላ ዝካየድ ሕርሻ ግብርና እዩ ኣብ ዕሥራን ሓደን ክፍለ ዘበን ክግበር ዘይግብኦ ባህላዉን ድኅርን ሜይላ እዩ።

ውዙኃት ናይ ደቂ ኣንስትዩን ደቂ ተዋዕትኡን ጫማታት ንርኢ ኣለና እዞም ጫማታት ካብ ርወትን ሠውፅእት ቖርወትን እተሠርሒ ኾይኖም ብዓሚ ጽቡቓትን መልጋዕኛታትን እዮም።

በዙይ መለጠፊ ወይ ከዓ መፋለጢ ምኽንያት ንሕና ንፈልጦ መስከረም 30/2015 ዓመተ ምህረት ዓለም ለኻዊ ናይ ኣእምሮ ጥዕና ዕለት ምዃኑ እዩ፡፡

ጽሒፈት መሣርሐ ኾይኑ ሹሙ ድማ ዕርሳስ ይበሃል ዕርሳስ ዘተጋግኻዮ ምድምሳስ ስለ ትኽእልኽጽሕፎ ብጥዓሚ ቐሊልን ጥዑምን እዩ።

ክትብላዕ ተዳልያ ዘላ ብጥዓሚ ጽበቕቲ ኢንጀራ ብዙኅ ፀብሒ ዘለዋ ንርኢ ኣለና ካብቶም ዓይነታት ጽሕ እምጥቃስ ዝኣክል ሥልሲ ኣልጫ ዘተሠርሐ ገሞን ቆስጣ ጕዕ ወዘተ።

እዛ ንርእያ ዘለና ኣቅሓ ገዛ ብጣዕሚ መልከዐኛ እያ ።ሸጕ ድማ ተብሂላት ተፅዎዕ። ኣብ ርእሳ ወርቂ ትመስል መጋያፂ አለታ።

እዚ ጥበብን ባህልን ኃይማነታዊ ትሕስተ ዘለዎ እዩ ተምሃሮ ዲቊና እንትመሃሩ ዘርኢ እንትኾን እቶም ተመሃሮ ዘንብብዎ ዘለዉ መጽሓፍ ድማ መጽሓፍ ቅዱስ ይበሃል ኣብ ቅድሚ ኦም ዝተፈላለየ ካብ ብራና ዝተሠርሑ ስእልታት ንርኢ ኣለና::

እዚኣ ካብ ዓይነታት ኤሌክትሮኒክስ ሓንቲ ኾይና ካሜራ ትበሃል ፎቶ ንምልዓል ድማ ትጠቕመና። ዘበናዊትን ምዕብልትን ዓይነት ኤሌክትሮኒክስ እያ።

ዘተላለይ ኅብርታት ዘለዉም ናይ ጽሕበት መሣርእየንዕዘብ ኣለና እዞም ናይ ጽሕፈት መሣርሕ ሽሙም እርሳስ ይበሃር እዞም ርስ ዘተፈላለይ ኅብርታት ኣለዉም ብጠዓሚ ጽቡቓትን ሓዉትን ድማ እየን።

ብደስ ትብል ዙርያ ዝመዓረገት ጓል ኣንስተይቲ ንርኢ ኣለና እዛ ጓል ኣንስተይቲ ፋሽን ወይ ከዓ ቕዲ ተርኢ ኣላ እዝ ቕዲ ድማ ባህላዊ መልከዕ ዘሓዘ እዩ።

ኤለክጥሮኒክስ ኣቕሕ ኾይነን ሽመን ድማ ማውዝን ኦውትጅን ይበሃላ ማዉዝ ቆምጵተር ንምንቂስቓስ ንጥቀመላ መሳርሒት ኮይና ኣውትጅ ድማ ፍለሽ ናብ ሞባይል ንምሽቋዕ ተጠቕመን።

ካብ ኣይነታት ጫማ ደቂ እንስትዮ ሓደ ኾይኖ ዘበናዊይ ፃማ እዩ ካብ ቆርበት ይሠራ ታኮ ጫማ ተብሂሉ ድማ የፈለጥ ::

ዘተፈላለይ ሕጊ ኣኅበርቲ ሰላምታ እንትለባወጡ ንርኢ ኣለና ዝተፈላለይ ሰብ ሥልጣናት ድማ ዓጅቦምን ሓልዮምን ናብቦታ እንተኅልፉ እዩ ዘርእ ዘሎ።

እዞም መሣርሕታት እዚኦም ናይ ጽሬት መሣርሒ ኮይኖም ሽሞም ድማ መዂስተር ተብሂሎም ይፅውዑ ካብ ላኻ ዕንጨትን ተሰሪሖም።

እዝ ማሽን ጨጕሪ ደቂ ኣንስትዮ ንምሥራሕ እንጥቀመሉ ዓይነት ማሽን ኮይኑ ሽሙ ድማ ፎን ወይ ከዓ ካግሲ ተባሂሉ ይፍለጥ ::

ኣብዙ ዘተፈላለየ ዓይነታት ሽጓት ኣቕሑ ዝሽዮጠሎ ዓብዪ ድኳን ንርዮም ዘለና ዘተፈላለየ ዓይነታት ሳምና እየ ቶም ሳምናታት ሓምሽትን ሓምታ ሓምሽትን እዳ ተብሃሉ ዝጽዉዑ ናይ ክዳን ሳምና እየ።

ባሕሪ ኣቋሪጾም ናብ ስደት እንትኸዱ ንርኢ ኣለና ኣብዙይ ዝርከዉ ፍርክት ዝበሉ መናእሰይ እዮም ኣፍቲ ደንበር ድማ ሰላም ኣኅወርቲ ናይቲ ዓዲ ይርከቡ።

እዞም ተዋላደርቲ ብሽክሊተኛታት ብጥ ዓሚ ኻብ ናህሪ ዝተለዓለ ተጐዛጕዞምን ተጨበፋ ጭፎምን ይርከዉ ናይ መውዳቕ ሓደጋ ኸጋጡም ይሁእድ እየ።

እዞም ካብ ክልታት መሓረ ሰብ ወርተ ጠክስተሁዶ ቤተ ክርስቲያን ኮይኖም ካብ ቤተ ክርስቲያን ቊርሲ ወይከዓ መግደፍ እንትበልዑ ዘርኢ እዩ ዘን ዓበይ እምሆይ ቝርሲ እንዳዘራይ ዕድላ ኣለዋ።

እዝ ስፖር ማርኬት ሒዝዎም ዘለዉ ኣቕሑት ዝተፈላለየ መጋያጽታት ኣብ እዋን ልደት እንጥቀመሎም መጋያጽታት ዝኃዘ እዮ።

እዝ ኣብ ኅርሻ ኢቲጴያ ዝካያድ ልፈንታዊ ሠራሕ ኮይኑ ብሓባር ኃቢርካ ምህርቱኻ ምእካብ ሎሙድ እዩ እዙይ በህላዊ ትውፊድ ኢቴብያ እዩ።

ብምኽንያት ሕጽረት መጐዓእዝያ ሕዝቢ ዘሳቐዩ መሓዋረ ሰብ ንርኢ ኣለና። ብሰንኪ ኅጽረት መጕዓእዚያ ኣብ ናይ ደረቕ መጽዕነት ተጻዒኖም ዝኸዱ መሓዋረ ሰብ ንዕዘብ ኣለና።

አብ ናይ ሥራሕቲ ሕርሻን ግብርናን ካብ ዝኾነ ሓደ ምፍራይን ምህጣርን እንስሳ ዘተዋፈሩ ሰባት ዘነጥፉ ንርኢ ኣለና እዝ ንኣላ ሕም ምግቢ ተቐሪብለን ምግቢ እንዳበላዓ ይርከባ::

እዝ ኻብ ምህርታት ኅሪሻ ኢትጴያ ሓደ ዝኾነይ ዓይነት ዘራእቲ እዩ ሹሙ ድማ ሥርናይ ተብሂሉ ይፅዋዕ ሥርናይ ንምግብነት እንጥቆመሉ እዩዓይነት ዘረእቲ እዩ።

ካብ ዘይናታት ስጶርት ደገፍቲ ወልዋልዓ ድገራ ሓድ ዓይነት ናይ ዳዕሊ ክዳን ኣስፍዮም ኣብ ሜዳ ድጋፎም እንትህቡ ዘርኢ እዩ።

ላዕለዋይ ቤት ፍርዲ ኢትዮጵያ ንጠቕላይ ምንስተር ዓብ ኣኅመድ ናብ ሥልጣን እንትመጽእ ቃለ መሕላ እንዳፈጸሞቶ ንዕዘብ ኣለና።

እዛ ተፈርፈራ ኽትብላዕ ዘተቐረበት ውድ እቲ ፍርፍሩ እንጀይራ ብጣዕሚ ምራቕካ ብተምጽእ እያ ሙስቲፈደለይ ኦማማቐሙም ድማ ማዕሪቃላ

እዝ ፋሽን ብደቂ ተዉዕትዮ ዝርአ ፋሽን እዩ እዙ ኣከዳድና ጃቄት ምስ ጅኑስር ብጥቡቕ ዙኾነ አሠራራሓ ጨጕሪ ተዓጀበ እዩ::

እዛ መኪና ዘበናዊ ኣይሱዝ ኾይና ኣቝሑ ፀዒና እንዳ ፋለጠት እንዳዘረት ትሽይት ዓይነት መኪና እያ።

ካብቶም ዓበይቲ መራሕቲ ኢቴጵያ ሓንቲ ኾይና ሽማ ልያ ታደሰ ትበሃል ሓላኺት ትዕናቢሮ ኢቴጵያ እያ።

እዞም ዝተፈላለዩ መልክዐኛታት ናውቲ ኣቕሑ ቡናን ዝተፈላለየ ዓይነታት ምግብታትን ንደቂ ሰባት ናይ ኣእምሮ ሕድስ ናይ ምባል ክእለት ኣለዎም።

እዞም ኣኅመልቲ አብ ፅርግያ ነዕዳጋ ኽውዕሉ ተዘርጊሐም ይርከዉ። ካብዙይ ንዕዘወግን እዞም ኣሓመልቲ ግቡእ ዝሓነ ጽሬት ዝኃለዉ ኣይመሱሉን። ምክንያቱ ኣብቲ ባይታ ኢዮም ተዘርግሐም ዘለዉ።

ወቕታዊ ህሉ ዂነታት ኢትዮጲያ መሠረት ገይሩ ተጽሓፈ መጺሐት እዩ እዝ ዝሕብሮ ቕልላው ዓብ መላ ኢቴጴያ ዘሎ ምዃኑ እየ።

እዛት ጥበቕቲ መልከአኛ ጓለን ስተቲ ሸግቑሞት ብ ባህላዊ ቕዲ ተመላኺዓ ተረከ እቲ ተኅዲናቶ ዘለ ዓይነት ገዳን ጠልፊ ምስ መቕነቱ እዩ።

ናብ ዝተፈላለየ ሥራሕቲ ሕንፃ ዘጐዓዙ ዝተፈላለይ ሰባት ንዕዝብ ኣለና ኣፍቲ ጽርጋ ልዕል ኢሉ ዝተፈላለይ ተኽልታት ኣሎ፡፡

ዓውደ ትምህርቲ ንዕትዕ ኣንታ ገር ብቲዓሚ ወሳንን ሃቢዪ ግደ ዘለዎም ካብ ዝኾኑ ዘርፍታት ምሠርታ ዊ ሎመዓቲ ሓደ እዩ ዓዙንርእዮም ዘለናተምሃሮ ድማ ኣክፍሊ ብት ዂረት ጥምህርቲም ንዳተኽራዘሎ ይርከቡ።

እዛ ናይ እግሪ መኪና ዝተፈላለየ ዓበይቲ ጎማታት ተፃዒና ኣላ፡፡ እዚ ጐማ ፊስቶ መእከቢ ማይ እዩ፣ ዝተፈላለየ ሕብርን ቅርፅን ድማ ኣለዎ፡፡

ሕዚ ንርዮ ዘለና ሕንፃ ብጥዕ ሕሚ ዘበናዉነት ዘተላበሰን ሠሓባይን ሕንፃ እዩ ብጥዓሚ ብዙኃት ድብርታት ዘለዎ ኮይኑ ብጥዓሚ ጥቡቕ እዩ።

እዚ ስሓባይን ማራኽን ዓይነት ሕርሻ ልምዓት መስኖ ንዕብየት ሓንቲ ሃገር ብጣዕሚ ጠቃምን ወሳኒ ግደ ኣለዎ።

እዛ ጽፍቕቲ ሠዓሪ ቤት ገዛ ናይ መንበር ገዛ እያ ዓብ ቅድሚ እታገዛ ዝትፈላለየ ሠዓርታትን ሰታትን ኣለዉ ብድኅሪ እታገዛኡውን ተኽልታት ኣለዉ።

ዘበናዊ ኣቕሓ ገዛ እዩ። ሹሙ ድማ ጣውላ ይበሃል። ካብ ጎማ ድማ ዘተዳለዎ እዩ። ጥቕሙ ድማ ሽጕርትን ኮሚደረር ወዘተ ዝበሉ ንጸብሒ ንምሥራሕ ዝጠቕምና ኣሴቤዛን ምኽታፍ ይጠቕመና።

እዞም ኢቴጴያውያን ስጶርተኛታት ዘዘፋ ላለዩ መልከዓት ቐርፀ ዘለዎን ዋንጫ ተሸሊሞም ይርአ ኣለዉ ኣብ ኢዶዉን ክልተሚእቲ ቅርሺ ዘኃዘይ ወረቀት ኣሎ፡፡

እዙይ ንርእዮ ዘለና ጫማ ደቃ ን ስጢዮ እዩ እዙይ ጫማ ዝበናዊ እዩ በዓል ነዊሕ ታኳ ጫማ እዩ።

እዝ በህላዊ ተሽከርካሪ ኮይኑ ሹሙ ድማ ጋሪ እንዳተብሃለይ ስወዕ ጋሪ ዕንጨቲ ጌርካ ኽልተ ናይ ጎማ መኪና ብምጥራ ብእድጊ ዝጉተ ዓይነት ተሽከርካሪ እሽሑ ብጠዕሚ ኣድካሚ እዩ።

ዝተፈላለዩ ብሔር ብሔረ ሰባት ኣከዳድና ዘርኢ ምስሊ እዩ እዝንድቃንስትዮ ዝተፈላለይ ባህሊ መሓረ ሰብ ዘንፅባር ኣከዳድና ተኸዲነን ኣለዋ።

ካብ ወርቂ ዝተሠርሑ መመላኽዐታት ደቃንስቲዮ እቲ መመላኽዐቲ ወርቂ ኮፍ ኣብእዝንን ኣብክሳድን ዝግበር እዩ።

ካብ ገጽ ዘልምጠት ዘበናዊ መመላኽዒ ደቃንስትዮ ንርአ ኣለና እዝ ዘበናዊ መመላኽዒ ደቃንስትዮ ገጽና ልሙጽ ነኸውን ይጠቕመና።

እዙይ ናይ ቢሮ ኣኦሑት ኮይኑ ብሰንኪ ኩነታት ተሰብባሩን ኣብ ደገ ተደውርዩን ነዕዘብ ሃለና።

ኣብ ወቕታዊ እቶት ወይ ከዓ ግብሪ መሠረት ገይሩ ዝወፀ ኣይነቲ ጋዜጣ እየ። እዚ ዝገልፆ ድማ ናይ ኣዲስ አበባ እቶት ቢሮ ኣዋቓዕ ዝኾነ ታኽሲ ከም ዝሠርሐ እየ።

እዝ መለጠፍ ዝገልጸልና የልማ እተብሃለ ፍል ናይ ኲሽጢ ደዌ ሕክምናና ናይ ሕፃናት ሕክምና ክልኒክ ምሥራን ኣርባዓተን ሰዓት ኣገልግሎት ከም ዝህብ እዩ።

እዙይ መለጠፊ ዚሕብረና ናይ ኤሮሜያ ኅብረት ሥራሕ መሓበር ባንኪ ዘውፅኦ ናይ መሸጣ ኣክስዩን እዩ ዝተፈላለየ ኣክስዮን መጠን ብዝተፈላሌ ዋጋ እንዳሸጠ ድማ ይርከብ

እዞም ንርእዮም ዘለና ዘመናዊ መመላኽዒ ደቂኣንስትዮ ኮይኖም ናይ ባዕሎም ዝኾነ ኣልታዊ ፀገም ኣለዎም። ኣብ ገፅና ዝተፈላለየ ሕማቃት ነገራት ንክፍጠሩ ምክንያት ይኾኑ እዮም።

እዚ ከብ ዘበናዋ ዓይንታት ጫማ ሓደ ኾይኑ ብወገነይ ሰሓቢ ኣይኮነን ጸሊም ህብሪ ኣለዎ ቅርፁዉን ብዙኅ ኣየበሃገን።

ናይ ዘተፈላለያ ዓድታት ዝውክላ ዘተፈላለያ ኅብሪ ዘለዉን በንዲራታት ይረከባ ካፍተን ባንዲራታት ሓንቲ ብወሰን ጫፍ ዘላ ናይ ኢቴጵያ እያ ቀይሕ ቖፃል ብጫ ኅብሪ ዘለዋ ኾይኑ ኣጐሽጣ ኮኹብ ኣለዋ።

ብርክት ዝበሉ ኣስወዛታት ኣዕዳጋ ተዘርቢሖም ይርከቡ እቶም ኣሥወዛታት ሹሞም ንምጥቃስ ጊዕ በርበረ ድንሽ ኮሚደረ ፃዕዳ ሽጉርቲ ቀይሕ ሽጉርቲ አይሕ ሱር ወዘተ...

ካብ መሠረቶዊ ልመዓት ሓደ ኾይኑ መጐዓእዝያ ሃዲድ እዩ ኣኡ ንርኣ ዘለና ተሽከርካሪ ህቲማዓ ባቦር ተብሂላ ትፍለድ።

ዘን ብዝተፈላለየ ዓይነታት መመላኸዑን ኣሠራርሓ ጨጕሩን ኣከዳድናን ፋሽን ዝጸበቓ ደቃ ንፍቲዮ ቕዲ ኣከዳድና ፋሽን የርእያ ኣለዋ።

ዝተፈላለየ ኃይማኖት ዘለዉም ኣቦታትን ኣዴታትን ብሓደ ተኸባቢሮም ኣብ ዝኾነ መድረኽ ሕዝቦም እንተስማዓምዑ ዘርኢ እየ።

ጫማ ደቂ ተውዐትዩ እዩ ካብ ቀረዎት ብዘብናዊ መንገዲ ተሠሪሑ ዝተቐረበ እዩ ብጥዓሚ ሰሓቢ እዩ።

ካብ ዝተፈላለየ ዘራእታት ብዘበናዊ ኣገባብ ተቐሚሞም ዝተዓሸጉ ምግብታት ንርኢ ኣለና ሥሪፋም እናተብሃሉ ይጽውዑ እዚኦም ድማ ናይ ሕፃውንቲ ምግብታት እዮም።

ኣብዙይ ዘሎ ሰብኣይ ጠቕላይ ምንስተር ናይ ኤጴኣ ኾይኑ ብዛዕባ ሰላም እንትሰብኽ ዘርኢ እዩ ምስሓ ደጐሮቤትና ጥይት ኣይንቃያየረን ዝብል ሓሳብ ድማ የዕረቡ ኣሎ::

ዘበናዊ መስተ እዩ። ሽሙ ድማ ቁድስጅወርግሥ ቤራ ይበሃል። ዝለዓለ መጠን ኣርኮል ዘለዎ ዓይነት ቤራ እዩ።

አብዙይ ኸባቢ ብጥዓሚ ብዙኃትን ዝተቐራረዉ ጸቅጥቕ ዝበሉ ሕንፃታት ንርኢ ኣለና። ካብዞም ሕንፃታት ማእኸል ሚላን ባር ዘተብሃለ ብመለጠፍ መሠረት ንርኢ ኣለና።

ተኣኪቦም ከፍ ዝበሉ መሓዋረ ሰብ ንርኢ ኣለና እዛ ኣብ ቅድሚት ዘላ ኣዶ ብታሕጓስ እንዳስሓቐት ረከብ ኣብ ክሳዳ ዘተፈላለየ መገያጽ ተጥቕመ ኣላ እቲ መጋያጽ መስቀል ይበሃል።

ቡዙኃት ኣትክልቲ ኣብ ዕዳጋ ኽሽጡ ተዳልዮም ይርከዉ። ሽም ናይቶም ኣትክልቲ ንምግላጽ ዝኣክል ጳጳዮ ፣ኣበካዶ፣ ማንጎ ሙዝ ወዘተ እዮም።

እዚ መጋያፂ ካብ ቕራፍ በናና ዘተሠርሐ ወይኑ ኣብ ገጽ ዘለዉ ዘየድልዩ ነገራት ንምጽራቅ ይጠቕመና::

ሕዝ ዘበናዊ ጻማ ብጥዓሚ ሰሓብን መልቀአኛን እዩ ሠዓዳ ኅብሪ ዘለዎ ኾይኑ ካሊእ መመላ ኅብሪ ድማ ኣለዉ።

ካብ ቤና ዘተወሰደ መላእኽቲ ኾይኑ ናይ ኢቲጴያ ቱርዝምን ንግድን ኢንፈስቲመንትን ዕድለት ኣብ ኣውስጥራልያ ናይ ኣፍሪካ መዓቲ ምግባሮ ምኽንያት ተፋሊጡ።

ካብ መሣርሕታት ጽሕፈት ኮይኖም ሹሞም ዕርሳስ ይበሃሉ ዕርሳስ መደምሴሲ ስለ ዘለዎ ተተጋጊኻ ብቖሊሉ ንምጥፋ ጠቓሚ እዩ ዕርሳስ ብጥዓሚ ጽቡቕ እዩ።

ዘበናዊ መጋየፅታት ጥቂ ኣንስትዮ እዩ እዝኦም ካብ ዝቲፈላሌየ ወርገን ብሩርን ንሃስን ተሸርሐ ኾይኖም ኣብ እዝንን ኣብ ኢድን ድማ ንምመላኽኢ ይጠቕሙና።

እዛ ሰሓቢትን ብጥዓሚ ብዙኅ ጥበብ ዘንጸባረቐትን ሕንፃ ቤተክርስቲያን ኣሳም ጭር ትበሃል እግዚዕ ኃይማነታዊ ሕንጻ እያ።

ኣስይ ደስ ክብል ብዝተፈላለየ ቊርሲ ቡናታት ዘተዓጀበ ደስ በሃሊ ቡና ነርኢ ኣለና ኣብቲ ቡና ዝተፈላለየ መገያፅታት ኣለዉ።

ኣብዙይ ተፈጥራዊ መስሕብ ቱርዝም እዙይ ዘለዉ እንስሳ ጸላዳህበይ ይበሃሉ ዘተፈላለየ ሰዓርታትን ተኽልታትን እውን ንርኢ ኣለና።

እዙ ኻብ ዓይነታት መጺሔት ተወንፂፉ ዝተወሰደ ሓበሬታ ኾይኑ ጥሜት ኣብ ኢቲጴያ ብዙኃት ከም ዘጥቃዐ ዝኅብር እዩ።

እዛ ንርኣ ዘለና ዓይነት መሣርሒ ዛባ ትበሃል ዛባ ኣብ ሠራሕት ሕርሻ ሞስኖ እትነጥፍ ዓይነት መሣርሕ ኾይና ኣጐልግሎታ ድማ ማይ ብፈለግ ንምኅሊላፍ ብምሕታምን ብምኽባተን ተጠቕመና መሓመድውን መዂዕቲ ትጠቕመን::

እዝ ዜና ዘኅብረትና ቆምስነር ጀነራል ደመላሽ ቀሮምከኤድ ኣብ ናይ ምብራቕ ኣፍሪካ ናይጶልስ ኣዘስቲ ሕብረት ድርጅት ተቕላላ ግዋ እየ ኸም ተሳተፉ እዩ።

እዚ ካብ ተፈጥሮኣዊ ቃላያት ሓደ ኮይኑ ንደቂ ሰባት መዘናግዒ ንጥቀመሉ እዩ፡፡ ይኹን እምበር ብጣዕሚ ሰፊሕን ጥልቀት ዘለዎን ስለዝኾነ መፍርሒ እዩ፡፡

ካብቶም ተፈለቲ ሰባት ሓደ ኾይኑ ኣብ ኢብስ ተለቢዝን ናይ ቤተ ሰብ ጸዋታ ዝበሃል ጵሮግራም ዘተሓባብር ሰብኣይ እዩ።

እዙይ ንርዮ ዘለና ኣይነት መጋያጺ ኴይኑ ጋብ ወርቂ ይሥራሕ ኣብክሳድ ድማ ይእሥር ብጥዓሚ መልከዕኛን ሰሓብን እዩ።

እዙ ኣቦ ንጓሉ ሰባ እንትስጢያ የርእየና እዙ ዘርየና ድማ ወለዲ ንደቆም ፍሉይ ዝኾነ ድጋፍን ምንክብኻብን ከም ዝገብሩሎም እዩ።

እብዛን ርኣ ዘለና ኣቕሓ ካብ ኣቝሑታት ገዛ ሓንቲ ኾይና ሽማ ድማ መሥታረሪ ክዳን ትበሃል ክዳን ተዓጻጺፎም ተሸማሚቖም እንተነይሮም ተዘርጊሖም መልከዖም ክሕሉ ጠጠዉም ።

ኣይነታ ማሽን ኮይና ሽማ ድማ ሞቶር እንዳተልሃለት ትጽዋዕ ማይካብ ከርሰ ምድሪ መጢጣ ናብ ዝተፈላለይ ቦታታት ትደፍእ።

እዝ ኃይማነታዊ ክብረ ባዓል ናይ ኦርተዶክሳዊ ተብሁዶ ተኸተልቲ እምነት ክርስትና እዩ እዙይ ብዓል እዙይ ኣብ ዕለተ ፋስጋ ሰዓት ሽድሽተ ይኽበር።

እዙ ኻብቶም ሕያዋን መራሕቲ ኢጴያ ሓደ ኾይኑ ሹሙ ድማ ኢንጀነር ስመኛዉ በቀለ ይበሃል ናይ ኢቲጴያ ዓብዪ ግድብ ህዳሴየ መተሓወሩ ጵሮጀክት ዝነበረ ሰባይ እየ።

እዛ ዘበናዊት ኣቓሃ ቆቢ ትበሃል ንዓይኒ ብዙኅ ሰሓብነት የብላን ምኽንያቱ ኣብዛና ተቐሚጡ ዘሎ ጨርቂ ነቲ መልክዑ ኣበላሽ ይዎ ኣሎ፡፡

ካብ ዓይነታት ኣትክልቲ ሓደ ኾይኑ ሹሙ ድማ ኣበካዶ ይበሃል ኣበካዶ ብመልከዕ ፁማቅ ንምግብና ዝውዕል ዓይነት ተኽሊ እዩ ሕማም ተኻልኻላይ ድማ እዩ።

እዙ መለጠፊ ከም ዘኅብሮ ናይ ሕፃውንቲ መጨወትታት ኣብ ዲስጢብ ካዕለት ሠለስተ ኽሳብዕለት ሠራንሸመንተን ታህሳስ ከም ዘሎ እዩ መእተዊ ናይዙይ ድማ ዓዓተም ተቕርሺ እዩ።

በሕላዊ ሕርሻ ትግራይ ዘርኢ እዩ እዝ ባህላዊ ሕርሻ በብዑር ዝሥራሕ ስራሕ እዩ እቶም አብዑር ተጸሚዶም እንነተሓረሱ ሓድ ዓቢ ሰብኣይ ድማ ንእኦም እንዳተዓዘዉ ይርከቡ ::

እዛ ካብ ኣቕሑታት ኤሌክትሮንክስ ሓንቲ ኾይና ሽማ ድማ ማውዝ እንዳተብሃለት ትጽዋዕ ማዉዝ ኮምጵተር ንመንቀስቓስ እንጥቀመላ ናይ ኮምጵተር አቕሓ እያ፡፡

እዝይ ጵሮፌሰር ብርሃኑ ነቃ ይበሃል ኣብ ወቕቓዊ ጕዳይ ሃገር መግለጺ እንትህብ ዘርኢ እዩ ካብ ዘይና ዝተወሰደ ምስሊ እዩ።

ኣብዛ ውሽጢ ዘንቢልን ከባቢኣን ብዙሓት ኣሕምልትን ኣትክልትን ንርኢ ኣለና ካብዞም ኣትክልትን ምግላጽ ጠቕልል ኃምሊ ኮሚ ደረ ጣዕዳ ሽጉርቲ ወይኒ ወዘተ ይሩሩ።

እዛ ጫማ ብጥዓሚ መልካዕኛን ሰሓቢትን እያ እዛ ጫማ ናይ ኢትዮጵያ ባንዴራን ኅብርን ዘጠቓለለት እያ ናይ ስጶርት ጫማ ድማ እያ።

እዘም ኣብ ቅድሜና ዘለዉ ኣትክልቲ ሹሞም ሞዉዝ ርጭርቕ ወዘተ ይበሃሉ ንኸሽዮጡ ኣዕዳጋ ተዘርጊኁም ድማ ይርከቡ።

ዘተፈላለይ ዕሽጓት ኣቕሕ ዙሽ ዮጠሉ ዓብዪ ድኳን እዩይጠቕመና መቝሑታ ሓደ ዝኾነ ዋይፕስ ንሕፃውንቲ ንምጽራቅ ንምጽራይን ይጠቕመና።

ዝን ጽቡቓት መልካዕኛታትን ደቃንስትዮ ዘተፈላለየ ዕዲፋሽን ኣከዳድና ተኸዲንን ንርእን ኣለና ኃዲእን ዘበናዊ ኃዲእን ባሃላዊ።

እዝ ቕዲ ወይ ከዓፋሽን ዘበናዊ እዩ ዛ ጓልንስተቲ ተርእዮ ዘላ ቅዲ ብሥረን ካክን ዘተዓጀበ ናይ ዘመናዊ ኣሠራርሕ ጨግሩዉን ይርአ ኣሎ።

ብሰንኪ ሕጽረት መጐዓእዝያ ተጸጊሞም ተጸቓቒጦም ዝርእዩ ሰባት ንእዘብ ኣለና እዞም ሰባት ዓበይቲ ኣተወሳት እንቲ መጻእ ይጽበዩ ኣለዉ።

ኣብ ዝተፈላለየ ሥራሓቲ ዝነጥፉ ማኅበረ ሰብ ንእዘ ዘለና ካፍቶም ንዕዘዎም ዘለና ሓደ ዘኾነ መይወወጣት መንእሰይ ኣብ ማሃድንድራ ዝተፈላለ ኣቝኅታት ኂዙ እንዳዘረ እንዳሸጠ ይርከብ።

እዞም ዘበናዊ ዓይነታት ፃማ እዚኦም ብሥሳትን ፈኮስትን ስለ ዝኾኑ ንኽትጐብሮም ምቾት ኣለዉን መልቃዑምውን ጽቡቓት እዮም ካብ ቲፋላለየ ኅብሪ ተሠሪሓ።

ካብ እስጶርት ዘይናታት ዝተወሰደ እዩ ሳፋሪ ኾም ቅድሚኣ ነደቃኣንስትዮ ብዝብል መሪሕ ቃል ናይ ሓሙሽተ ኪሎ ሜር ርኅቐት ዘለዎ ጕያ ተጠናዊቑ።

እዝ ንርእዮ ዘለና ናይ ኢትዮጵያ ፌድራላዊት ዴሞክራስያዊት ሬፑብልክ መራሒ ዝሆነ ጥቕላይ ምንስተር ዶክር ኣዊ ኣኅመድ እንተኣቱ እቲ ሕጊ ኣኸብሩ ድማ ብሰላምቲ ዓጅቡ ኣቀባብላ ይገብረሉ ኣሎ ::

እዞም ተምሃሮ ብጉጅለ እንዳተማያየጡን እንዳታሕታታቱን ትምህርቶም ይርድኡ ኣለዉ ብጕጅለ ወይከዓ ብሓባር ኮይንካ ምጽናዕ ብጣዕሚ ወሳኒ ስለ ዝኾነ ሓቢሮም የጽንዑ ኣለው።

እዝ ጋዜጣ ዘመላኽተና ሕግታት ከ ማሉኡ ዝግብኦም ጕዳያት ከም ዘለዉ እዩ እዙይ ድማ ምኽንያት ሕጊ ምጥሓስ ዘተፈጠረ ዘተጽሓፈ ጽሑፍ እዩ።

ዘይና ስጶርት እዝ ዜይና ከም ዝኅብሮ ኣርባምንጭ ከተማ ኣብ ኢትዮጵያ ሊግ ንሠለስተ ጊዜ ተኻታት ዓወት ከም ዘመዘገበት ዘር እየ።

እዛ ብበህላዊ ኣከዳድናን መገየጽም መዓሪጋ ዘላ ጓልምስተቲ ብታሕጓስ እንዳሠዕሠዐት ንርያ ኣለና::

ዘተፈላለዩ ኣኅመልትን ኣትክልትን ተዘርጊሖም ኣለዉ ሽማቶም ንምጥቃሳክል ጥቕሉል ኃምሊ ወይ ከዓ ጐምን ኮሚደሬ ኣራንሽ ወዘተ።

ኣብ ዝተፋላለየ ስራሓቲ ዝተዋፈሩ ብርክት ዝበሉ ሰባት ነረኢ ኣለና እታ ሓደ ሰብኣይ ዓብይ ቕጻ ፣ኣትክልቲ መሊኡ ተሸኪሙ ይኸይድ ኣሎ።

ኃይማኖታዊ ትፊትን በህልን ዘንጸባርቕ በዕልኣሸንዳ ኣብቲ ትግራይ እንተኽብራ ዘርአያ ደቃንስቲዩ ንር ኣለና እዝን ደቃንስቲ ብስተፋላለየ ኣከዳድና ባህላዊ ከዳድና ዝማዓጸበቓን ዝመዓረጋን እየን።

ተመሃሮ ሰንበት በገና ሕዞም ብሞዝሙር እግዚኣብሔሮም እንዳመስጐኑ ነእዘብ ኣለና እዙይ ባህላውን ሃይማንካውን ተሕዝቶ ኣለዎ::

እዝ ሕንፃ ብጣዕሚ ናይ ቀደም ዲዛይንን ዓሠራርኃን ዘለዎ ዓይነት ሕንጻ እዩ እቲ ገባብ ድማ ጸልማት እዩ ዘሎ::

ዝተፈላለዩ ኣሽጓት ምግታት ዝሽየጠሉ ኣብዪ ድኳን እዩ እዙይ ዕሹግ ምግቢ ካብ ቡና ዝተሠርሐ እዩ::

እዛ ንርኣ ዘለና ተሠሪኃ ተቐሪባ ዘላ ምግቢ ዓሣ ትበሃል ዓሣ ንኣምሮ ደቕሰባት ዓብዪ እጃም ካብ ዘበፍዩ ምግብታት ሓደ እዩ።

ኣብ ኦሮምያ ዝግብር ኣለባብሳ ባህሊ እዩ እዙይ በህሊ ጥበብን ዘተመልኦ ኣለባብሳ ብጥዓሚ ሰሓዊ እዩ ኣብ ርእስን ጌሮንኦ ዘለዋ መገያፂ ኸብ ዑንቂ ዝተሰረሐ እዮ።

እዞም ንርእዮም ዘለና ክልታት መሓበረሰብ ኣብ ቤተ ክርስቲያን ኮይኖም ሃይሞኖታዊ ተሕስተ ዘለዎ ጸሎቶም እንዳግበሩ ንርኢ ኣለና።

ላዕለዋይ ቤት ፍርዲ ኢቴጴያ ንስቲፈላለይ ብ ሥልጣን ዘተሸሙ በዓል ሥልጣናት ቃላመሓላ እንዳገበረቶም ዘርኢ እዩ ::

እዚኡም ካብ ክፍልታት መሕበረሰብ ኢትዮጲያ ኾይኖም፤ ኣብ ክፍልታት ሰሜን ኢትዮጲያ በዚኂ ይርከቡ ። ፍላይ ድማ ኣብ ጐጃም እዚኣቶም ጓሶት እዮም።

ኣሰይ ክጽብቕ ብበሃላዊ መልከዕ ዘተዳለወ ዝትፈለነየ ዕምበባታት ዘመዓረገ መጋያጺ።

ኣሰይ ደስክብል ብባህላዉን ዘበናዉን መመላኽዒ ዘግየፀ ገዛ እቶም ባህላዊ መመላኽዐ ዘተፈላለዩ ዓነታት ስፍ እዩ እቲ ዘበናዊን ዓምበባታት የጠቓልል።

ኣብ ግዙፍ ናይ ድኳን ቦታ ዝሽየድ ሓደ ንርተን ዳተብሃለ ዝጽዋዕ ናይ ሽኮ ር ብሽኩቲ ንርኢ ኣለና።

ካብ እንቋቕሖን ሎሚንን ተቐሚሙ ዝተሠርሐ መጋያጺ ደቃኣንስትዮ እዩ እዝ ገጽና ከይበላሻ ንምክልኻል ይጠቕመናይጠቕመና።

እዝ ብስተፈላለየ ቕዲ ወይከኣፋሽን ዘተዳለወ ናይ ደቕ ሰዉዓትዮ ዘበናዊ ጫማ እዩ እዝ ጫማ ብጥዕሚ ሰሓዊ ጽቡቕ እዩ ዝትፈላለየ ኅብሩታት ድማ ወቂቡ ይርከብ።

ካብቶም ኣብ ክፍልታት ማሓበረ ሰብ ጋምበላ ዝግበሩ ባህልታት ሓደ ኾይኑ እዙይ ባህሪ ብጥዓሚ ጐዳ እዩ ከም እኖዕ ዘዊ ዘለና ናብ ከንፈሩ ዝኣተወ ዓብዪ ኦም እዩ እዙይ ድማ ብጥዓሚ ጐዳእን ሕማቕን እዩ።

እዝ ንርእዮ ዘለና ካብ ዕሽጓት ንጉሥታ ተሓደ ኾይኖ ሽሙ ድማ ማማ እንዳተብሃደ ይፅዋዕ ዓይነቱ ድማ ፀባ እዩ ንሕፃወንቲ ድማ የገልግለና።

ካብ ዕንጨቲ ወይ ከዓጥ ኣውላ ተፍልፊሎም ዝተሠርኁ ዝትፈላለዩ ባህላዊ ትሕስተ ዘለዎም መቐረቢ ቡና ንርኢ ኣለና እዘብ መቐረቢ ቡና ድማ ፈርኔ ኣለ መቐመጢ ጅበና ዓብዪ መቐመጢ ኣቝሑ ብና ወዘተ ኣይርከዉ።

እዝ ጥንታዊ ባህላዊ ሃይማንታዊ ሕንጻ ቤተ ክርስቲያን ላሊበላ ተብሂሉ ይጽዋዕ ብጥዓሚ ጥበብ ዝተመልኦን ሠሓዊ ዝኾነ ዓይነት ኣተራርኀ ኣለዉ።

ካብ እንቋቕሖን ፍራምረን ተቐሚሙ ዝተሠርሐ ናይ ገጽ መመላኽዒ ንዕዘብ ኣለና እዝ ናይ ገጽ መመላኽዐ ኣብ ገጽና ዘለዉ ጸለምቲ ነገራት ንምውጋድ ይጠቕመና።

ዓውደ ትምህርቲ ንዕቤት ሓንታሃገር ዓብዪ ግድ ኣለዎ ኣብዙይ ንርእዮ ዘለና ድማ ሓንቲ ነእሽተይ ዕሸል ሕፃን ኣብ ሰሌዳ ብ ግራዕተ ተጠቐማ ተምሃሮ እንዳምህረት ትርአ ኣላ።

እዞም ዘመናዊ ቤት ምግብን መስተን ዝተፈላለየ ኣገልግሎታት ዝህቡ ሓፈሻዊ ቤት ምግብን መስተን እዩ ኣብ ቅድሚኡም ድማ ሓንቲ ጽቡቕቲ መኪና ናይ እግሪ ጠጠው ኢላ ኣላ።

ብርክት ዝበሉ ምልከዕኛታትን ሰሓብትን ዝኾኑ ዘበናዊ ቃምዕተእ ደቃንስትዩን ድቕ ተብዓትዩን ንርኢ ኣለና እዚኣቶም ብስተፈላለየ ቅድን ዲዛይን ዘሠርሑ እዮም።

እዞም ሕጊ ኣኽበርቲ ብበዝኂ ስለ ዘለዉ ኣብ ዝቦታ ዝዃነ ዘየድሊ ኹነታት ዘተፈደራይ መስል እቲ ኩነታት ዘጨነቑ ይመስል።

እዛ ኣርማ ናይ ኢትዮጵያ ፖስታ ኣገልግሎት ኣርማ እያ ፖስታ መልአኽቲኽ ካብ ቦታ ናቦታ ንምሕላፍ ይጠቕመና።

ካብ ዓይነታት ኣሕምልትን ፍራምርን ኮይኖም ኣሽማቶም ንምጥቃስ ድማ ፃዕዳ ሽኲርቲ ጅንጅብል ኃምሊ ቆስጣ ወዘተ ይርከቡ::

እዝ ኻብቶም ልብወሎድ መጽሕፍቲ ሓደ ኾይኑ ሽሙ ፍልሲምና እንዳተብሃለ ይፅዋዕ ብቴድሮስ ኣረጋይ ድማ ተደሪሱ::

እዛ ባንዴራ ናይ ቤንሻንጕል ግሙዝ ብሂራዊ ክልላዊ መንግሥቲ ባንዴራ እያ ኣርባዕእት ዓይነት ኅብሪ ድማ ኣለዋ ጸሊም ፣በጫ፣ ቆፃል ፣ቀይሕ

ካብ ዘና ዘተወሰደ ኮይኑ ወይዞሮ ኣረጋሽ ደምሲዮ የበሃላ እዘን ዘብልኦ ዘለዋ ብዙኃት ኢቴጴያውያን ኣዴታት ክስሒቓት ኣለዋ ጥራሕ እየ መረኣይ ዝደሊ ኢለን::

ካብ እንስሳ ዘገዳ ሓንቲ ዝኾነት ሂበይ ኣብ ኢዳ ዘብላዕ ነገር ኂዛ ሃላ እታ ሂበይ ብኅብረት ኣብ በርኻ ተነብር።

ካብ ዓይነታት ዘበናዊ መስተዕሓደ ኾይኑ ሽሙ ድማ ጕደር ወይ ከዓ ወይን እንዳ ተብሃለ ይጽዋዕ እዙ ምስ ፐብሲ ብምኅዋስ ዝስተ ዓይነት መስቲ እዩ፡፡

እዝ ጳርኪ ኢቲዮጰኣውያን ሃርብኛታት ኣብ ኮርያ ዝገበርዎ ዘመተ ሕግ ናይ ምኽባር ክሓሳብ ተጐይሩ ዘተፍርሐ ጳርኪ እዩ። ብጥዓም ሰሓብን ጥቡቖን እየ።

ናይ ኢትዮጵያ ተፃዋቲ ዂዑሾ ኣብ ሜዳ ኣትዮም ዝተለዓልዎ ፎቶ እዩ እዚኦም ብርክት ዘለ ደጋፊ ኩዕሾ ድማ ኣብ ዝቦታ ይረከብ።

እዙይ መለጠፊ ካም ዝኅብረልና ኢትዮጵያ ንግዲባንክ ሞባይል ባንክ ኣቢሉ ዝተፈላለየ ግልጋሎታት ምርካብ ከምኒኽእል እዩ እዙይ ድማ ገንዘብ መልኣኽ ገንዘብ መውፃእ ናይኣይር ሰዓት ምግዛእ ወዘተ::

እዝ ሰፊ ሕርሻ እተመዓት ሞስኖ ምኅብረ ተሰብ ታዕሚ ኣግዳስን ወሳንን እዩ ኣብዙ ሞስኖ ዘለዉ ዓይነት ኣትክልቲ ድማ ኣኅመልቲ እዮም።

ሓደ ሕጊ ኣኽባሪ ናይ መኪና ትራፊቅ ነብዓድ መኪናወይ ከዓማ ርሒ መኪና ሽፍር ጠጠ ወቢሉ ዝኾነ ወረቐት እንተዎ ምዕዘ ኣለና።

ዝተፈላለይ ኽዳውንቲ ደቂ እንስትዮ ዝሽዮጠሉ ቡቲኽ እዩ ኣብዙይ ብቱኽ ብርክት ዝበሉ ሰባት ክዳን ነኸዕድጉ ኣቀሪቦም ኣለዉ።

እዛ ንርኣ ዘለና ባህላዊ ኣቕሓ ሻንጣ ትበሃል ጥቕማ ድማ ኣስቤዛ ወይካ ኣቕሑ ገዛ ካብ ዕዳጋ ገዚኡና ንመትሐዚ ንጠቀመላ።

እዛ ዓይነት መጐዓ እዚያ መኻይን ኮይና ሽማ ታክሲትበሃል ኣብ ቅድሚታ ድማ ሓንቲ ናይ ገዛመከይና ኣላ እዚእን ሕዝቢ ካብ ቦታ ኣብ ቦታን ምንቂሰቓስ ይጠቕማና።

ኣብዙይ ዝተፈላለያ መጕዓእዝያ ምድሪ ዝኾና ተሽከርከርቲ ነዕዝ አለና። እታ ብቕድሚት ዘላ ናይ እግሪ መኪና እንትኸውን፤ እታ ብቕድሚታ ዘላ ድማ ዓባይ ናይ ሕዝቢ ኣተውስ እያ።

ዘበናዊ መስተ እዩ ቅዱስ ጀወርግሥ ቢራ እናተብሃለ ይጽዋዕ ዝለዓለ ኣልከላዊ ተሕዝቶ ዘለዎ ዓይነት ዘበናዊ መስተ እዩ::